ሕብረተሰብን ስድራን ናይ ደቂ ሰባት ቀጻሊ ባህርያቶም ኣካይደኦምን ዝቕረጸሉ ከምኡ ውን ሕልሞምን ዝስተኻኸለሉ ዓንዲ ሑቐ ናይ ሓንቲ ሃገር እዮም።

ናይ ገዛን ቢሮን ኣቁሑ ደቂሰባት ኣብ ዕለታዊ ስርሕቶም ንምስላጥ ዝጥቀምዎም ኣቁሑ እዮም ።ከም መደቀሲ ፣ወንበር

ስራሕ ደቂ ሰባት ዕለታዊ መነባብሮኦም ንኽነብሩ ዘድልዮሞ ወጭታት ንምሽፋን ዝሕግዞም ፍልፍል ኣታውን መጠንከርን እዩ።

ሃይማኖት ደቂሰባት ንኹሉ ፍጥረት ዝፈጠረ ሓዳ ልዑል ኣምላኽ ኣሎ ኢሎም ዝኣምንዎ እምነት እዩ። ን ኣብነት ክርስትና ሃይማኖት እስልምና ሃይማኖት።

ቤት ምግብን መስተን ደቂ ሰባት ገንዘቦም ከፊሎም ዝተፈላለዩ ዝብልዑን ዝስተዩን ግልጋሎት ዝረኽብሉ ቦታ እዩ። ንኣብነት፦ ናይ ፆም ምግቢ፣ ናይ ስዕረት ምግቢ።

አርክቴክቸርን ህንፃ ስራሕን ብዝተፈላለዩ ሰብሞያታት ዝስርሑ ንመንበርን መስርሕን ዝጠቅሙ ዝተፈላለዩ ሰሓብቲ ህንፃታታት እዮሞ።